እዚ ኣብዚ ምስሊ እዚ ዝረአየና ዘሎ ናይ ተሽከርካርን ትራንስፖርትን እዩ እዚ ድማ ካብ ሓደ ቦታ ናብ ሓደ ቦታ ህዝቢ ንኸግልግል ንምምልላስን ይፍለጥ።

እዚ ኣብዚ ምስሊ ዝርአየና ዘሎ ናይ ሙዚቃ ስእሊ ኾይኑ ናይ ማህሌት ገረገርግስ ሕዝም በል ዝብል ሙዚቃን ከምኡ ድማ እቶም ደረፍትን መቀናበርትን ይረአዩና፡፡

እዚ ኣብዚ ምስሊ እዚ ንሪኦ ዘለና ሓደ ካብ መጋየፅን መመላኽዕን ናውቲ ኮይኑ ፍሉይ ሽሙ ከዓ ሳሙና ይበሃል። እዚ ሳሙና እዚ ከዓ ናይ ነብሲ ሳሙና ኮይኑ ቆርበት ብጣዕሚ ንክልስልስን ፅቡቅ ዝኮነ መዓድናት ንክንረክብን ዝሕግዝ እዩ ።

እዚ ኣብዙይ ምስሊ ዝርአየና ዘሎ ናይ ገዛ እንስሳ ኮይነን ክልተ ኣጣል ኣብ ፅርግያ ክከዳ ከለዋ የሪአና ኣሎ።

እዚ ኣብዚ ምስሊ ዝረኣየና ዘሎ ካብቶም ፍሉጣት ሰባት ሓደ ኮይኑ፣ ናይ ሰራዊትኣመራርሓ ምግበይ ሃይለ እዩ።

እዚ አብዚ ምስሊ ዘሪኢና ዘሎ ዓይነት ምግቢ ኮይኑ ገዓት ይበሃል፡፡

እዚ ኣብዚ ምስሊ ዝረየና ዘሎ ዝተፋላለዩ ዕምበባታት ብሓምላዋይ ሕብሪ ተሸፊኖም ይራዩና።

እዚ ኣብ ምስሊ ዝረአና ዘሎ ስራሕ ኮይኑ ብመኪና ጌሮም ዝተፈላለዩ አብ ጎደና ዘለዉ ተኽሊ እናስተዪ ንሪኦም ።

እዚ አብዚ ምስሊ እዚ ዝርእየና ዘሎ ተፍጥሮአዊ ፀጋታት ብዓበይቲ አእማንን ብሓምለዎት ቆፅልታት ዝተሸፈነ ከባቢ ይረአየና።

እዚ ኣብዚ ምስሊ እዚ እንምልከቶ ዘለና ናይ ዝተፈላለዩ ናይ መማላክዒ እና ናይ ስነ ፅባቀ አቁሑት መሸጥን መተዓዳደግን ድንኳን እንትከውን ከምቲ ኣብቲ ምስሊ እንሪኦ ዘለና ድማ ዝተፈላለዩ ዓይነት ናይ ሰውነት ናይ ጨጉሪ መፀበቅታትን መማላክዕታትን ከዓ ይረአ።

እዞም እብዚ ምስሊ እዚ ዝረእዩና ዘለው ሰባት ወለዲ ምስ ውላዶም ኮይኖም ፎቶ እናተቀረፁ ይረአ አሎ።

እዚ ኣብዚ ምስሊ ዝርአ ዘሎ መሰረታዊ ግልጋሎት ኮይኑ ሓደ መምህር ንተማሃሮ ኣብ ክላስ ኮፍ ኣቢሉ ከምህሮም ከሎ ይረአ።

እዚ ኣብዚ ምስሊ ዝረኣየና ዘሎ ናይ በረካ እንስሳ ኮይኑ ፍሉይ ሽሙ ድማ ሰስሓ ይበሃል ።

እዙይ ኣብዚ ምስሊ እዙይ ዝርኣየና ዘሎ ናይ ንግድን ምትዕድዳግን ኮይኑ ዝተፈላለየ ጥራምረን ተዘርጊሖም ይርኣየና።

እዚ ኣብዚ ምስሊ ዝረኣየና ዘሎ ናይ ተሽከርካሪ ምስሊ ኮይኑ ዝተፈላለዩ ኣልኮላዊ መስተ ፅዒኑ ይረኣየና።

ኣብዚ ምስሊ እዚ ዝርኣየና ናይ ኣትክልትን ኣሕምልትን ምስሊ ኮይኑ ቀያሕቲ ሽጉርቲ ብሓባር ተደርድሮም ይረኣዩና።

ኣብዚ ምስሊ እዚ ዝረአዩና ናይ ስፖርት ፀወታ ኾይኑ ህፃውንቲ ቆለዑ ኹዕሶ እግሪ ኽፃወቱ ይረአዩና፡፡

እዚ ኣብዚ ምስሊ ዝረኣየኒ ዘሎ ጥበብን ባህልን ኮይኑ ባህላዊ ደርፊ ገይሮም እንዳሳዕስዑ ይረአዩ።

እዚ ኣብዚ ምስሊ እዚ ዝርአየና ባንዴራ ኣርማ ኾይኑ ናይ ማሕበራዊ መራኸቢ ሓፋሽ ቴሌቭዥን ትግራይ እዩ።

እዚ ኣብዚ ምስሊ እዚ ዝረአየና ዘሎ ዝተፈላለዩ ሰባት ናይ ንግድን ምትዕድዳግን ሒዞም ከፍ ኢሎም እንዳሸቀጡ ይረአዩና፡፡

እዚ ኣብዚ ምስሊ እዚ ዝረኣየና ዘሎ ኮይኑ ናይ ተሽከርካሪ ምስሊ ኮይኑ ካብ ሓደ ዓዲ ናብ ሐደ ዓዲ ዝተፈላለየ ኣቁሑ ብምምልላስ ይፍለጥ ።

እዚ ኣብ ምስሊ ዝረኣየና ዘሎ መጋየፂታት ሓንቲ ሰበይቲ ኣብ ክሳዳን ኣብ እዝናን መገየፂ ገይራ ትርአ።

እዚ ኣብ ምስሊ እዚ ዘሪኤና ዘሎ ናይ ተሽከርከርቲ ምስሊ ኾይኑ ከምኡ ድማ ፅርግያ ዝምድምዳን ፅርግያ ዘልምፃን መኻይን ይረአያና፡፡

እዚ አብዚ ምስሊ ዝርአየና ዘሎ ናይ ፖለቲካዊ ትሕዝቶ ዘለዎ ኮይኑ፤ “ፅንተት ዝተበተነ ህዝቢ ዞባ ምዕራብ ደው ይበል” ዝብል ጭርሖ ወይ ከዓ ሰለማዊ ሰልፊ ኮይኑ ብዜና ክቐርብ ይርአ አሎ፡፡

እዚ ኣብዚ ምስሊ እዙይ ዝረኣየና ዘሎ ካብዞም ባህላዊ ገዛ ኢልና እንፅውዖ ሓደ ኮይኑ ብ ዓምዲ ዝተደገፈ ህድሞ ይረኣየና።

እዚ ኣብዚ ምስሊ እዚ ዝሪአየና ዘሎ ናይ ንግድን ምትዕድዳግን አቁሑን ንብረትን ኮይኑ ከምኡ ድማ ናይ ሞባይል መከፋፈሊ መሸጥን ይረአየና።

እዚ ኣብዚ ምስሊ እዚ ዝረአየና ዘሎ ናይ ጅግናና ናይ ጅግና ኣቦና ራእሲ ኣሉላ ኣባ ነጋ ምስሊ እዩ። ራእሲ ኣሉላ ኣባ ነጋ ደማ ኣብ ከባብታት ዓድዋን ካልኦትን ቦታታት ንጣልያን ዝመከቱ ጅግና እዮም።

ኣብዚ ምስሊ እዙይ ዝረኣየና ናይ ሕብረተሰብን ስድራን ምስሊ ኮይኑ ሓንቲ ወላዲት ምስ ደቀን ኮፍ ኢለን ይረኣያና።

እዚ ምስሊ እዚ ዝርአየና ዘሎ ናይ ንግድን ምትዕድዳግን ኾይኑ ኣብ ኣፍደገ እቲ ናይ ኽዳውንቲ መሸጢ ክዳውንቲ ተሰቂሎም ንኽግዝኡ የርአየና።

እዚ ኣብዚ ምስሊ ዝርኣየና ዘሎ ክልተ ኣንስቲ ባህላዊ መጋየፂ ገረን ከምኡ ድማ ኣብ ርእሰን ኣሲረን እታ ሓንቲ ድማ ነቲ ዝኣሰረቶ ኣብ ርእሳ መስትያት ገራ ትርኦ ከምዘላ ይርኣየና።

እዚ ኣብዚ ምስሊ ዝረኢና ዘሎ ኮይኑ ዘሎ ባንደራ ኮይኑ ናይ ኢትዮ ቴሌኮም ኣርማ እዩ።

እዚይ ምስሊ ዝርኣየና ዘሎ ተፍጥራኣዊ ከባብን ኮይኑ ዓብይ ጎቦ ኣብ ዝባኑ ድማ ናይ ቤተ ክርስትያን ዝመስል ምስሊ ብክልተ ጫፋት ዘለዎ እዩ።

እዚ ኣብዚ ምስሊ ዝርኣየና ዘሎ ብዛዕባ ምረቓ መፅሓፍ ብናይ ድምፂ ወያነ ማሕበራዊ መራኸቢ ሓፋሽ ዜና ክሰርሕ ከሎ

እዙይ ኣብ ምስሊ ዝረኣየና ዘሎ ዝተፈላለየ ኣቑሑት ኣብ ሓደ ድንኳን እዩ። እዙይ ድማ ዝተፈላለዩ ሽታ ዝሓዘ እዩ ።

እዘን አብዚ ምስሊ እዚ ዝረእየና ዘሎዋ አንስቲ ሙዚቃ እናሰምዓ እናሳዕሰዓ ይረአያ ኣለዋ።

እዚ አብዚ ምስሊ ዝረእየና ዘሎ ናይ ሕርሻ ቦታ ጎቦታትን እዩ።

እዚ ኣብዚ ምስሊ እዚ ዝረኣየና ዘሎ ናይ ተሽከርካሪ ምስሊ ኮይኑ ህዝቢ ካብ ሓደ ቦታ ናብ ሓደ ቦታ ብምምልላስ ይፍለጥ።

እዚ ኣብዚ ምስሊ ዝርኣና ዘሎ ናይ መጋየፅታት ምስሊ ኮይኑ ከምኒ ኩሑሊ እርሳስ ደቂ ኣንስትዮ ዝጥቀማሉ ይረአየኒ።